እዚ ኣብ እቲ ምስሊ ዝረአ ዘሎ መካይን ተሽከርከርትን ተጋዓዝትን ንከበድቲ ነገራት መመላለስቲ ዶ ይመስለኩም?

እዚ ዝርአ ዘሎ ንዝተፈላለዩ ሕርሻታት መስኖ ዝጠቅም ኮይኑ ብመልክዕ ከምዚ ንመስኖ ዝጠቅመና ሽሙ እንታይ ኢልና ንፅወዖ?

እዚ ዝርአ ዘሎ ህንፃ ዝተፈለለዩ ኣግልግሎት ዝርከበሉ እዩ ዝመስሊኒ:: ካፍቶም ኣግልግሎት ዝርከበሎም እንጀራን ማይን ኣግልግሎት እንተኽበሎም ዶ ይኮኑ?

እታ ትረኣ ዘላ ሓፍትና ተፈጥራዊ ፀጉራ ብዘይኮና እያ ተቆኒናቶ ዘላ። ብጣዕሚ ኣጥዕሙላ ኣሎ። ግን እቲ ተፈጥራኣዊ ዘይኮነ ፀጉሪ ሽሙ ትፈልጥዎ ዶ?

እቶም ንሪኦም ዘለና ኣብ'ቲ ምስሊ ሰባት ካብ ገበን ዝከላከሉ እዮም:: እቶም ካብ ገበን ዝከላከሉ ሰባት እንታይ ኢልና ንፅውዕም?

ቡዙሓት ዓበይቲ ሸቐጣሸቐጥ ዝሽየጥሎም ቦታታት ኣለዉ። እቶም ዝርኣዩ ዘለዉ ንመሸጣ ዘገልግሉ ዓይነታት መስተ ሽሞም ትፈልጥዎም ዶ ትኾኑ?

ብዙሓት እንስሳ ዘቤትን እንስሳ ዘገዳምን ኣለዉ። ካብቶም እንስሳ ዘገዳም ዝበሃሉ ሓደ እቲ ኣብቲ ምስሊ ንሪኦ ዘለና እዩ፡፡ ሽሙ እንታይ ይበሃል ትፈልጡዎ ዶ?

ዝተፈላለዩ መልእክትታት ብመልክዕ ጋዜጣ ብመልክዕ ፅሑፋት ክንፈልጥ ንክእል ኢና። ካብቶም ብዙሓት እንመሃረሎምን እንግንዘበሎምን እቲ አብ ምስሊ ዝንኤ ሽሙ እንታይ ይበሃል?

እዚ ዝርአ ዘሎ ብ ብጣዕሚ ደስ ዝብል ታሪካዊ ቦታ እዩ ዘኒሆ። ቡዙሓት ሰባት ናብዚ ታሪካዊ ቦታ ክጥ ክ ክርእዩ ይመፁ እዮም። እዚ ኣበይ ይኸዉን?